እዚ ናይ ዜና ማእኸል ኣብ ትግራይ ቲቪ ዝመሓላለፍ ዜና ኾይኑ ናይ ፀባ ምግቢ ንተምሃሮ ዝዕደለሉ ስዓት ዘርኢ ዜና እዩ።

ደቂ ተባዕትዮ ኣወዳት ዝክዳንዎ ፃዕዳ ክዳን ኣብ ቤተክርስትያን ሒዘምዎ ዘለዉ ጠጠው መበሊ መርዓትን መርዓውነ ተከዲነሞ ዘለዉ ካባ ዘርእየካ ባህላዊ ጥበብ የርእየና፡፡

መጋየፅን መመላኽዕን እንትኸውን ዝበዝሕ ሰዓት ደቂኣንስትዮ ኣሕዋትና ኣብ ከባቢ ዓይነን ከም ኩሕሊ ዝጥቀማሉ ዘመናዊ መጋየፂ እዩ ።

ዓይነታት ስፖርቲ ኮይኑ ፤ባህላዊ ስፓርት ዓይነት ወይ ካዓ ቃርሳ ይበሃል። መናእሰይ ኣብ ግዜ ልደት ዝፃወትዎ ዓይነት ስፖርት እዩ።

መጋያየፂ ዝከውን ቡዙሕ ግዜ ኣብ ገጠራት ገዛ መመለኪዒ ዝጥቀማሉ ወይ ከዓ ኣዴታትና ብባህላዊ መንገዲ ሰሪሓ ንገዛ መመላኪዒ ዝጥቀማሉ ባህላዊ መመላኪዒ እዩ፡፡

አብ ትግራይ ካብ ዝርከቡ ሓደ ናይ ደገ ናይ ደገ እፅዋት እንትትኸውን እዙይ ድማ አብ መብዛሕትኡ ከባብታት ትግራይ አብ እስፋልቲ መጋየፂ ኮይኑ የገልግል።

ኣብ ትግራይ ብጥዕሚ ካብ ዝዝውተሩ ናይ ስፖርት ዓይነታት ኦንትኾውን ቡዙሕ ግዜ ኣብ ኸባቢ ዒድግራት ዝለዓለ ፀብልታ ሒዞም ዘዘውትርዎ ናይ ስፖርት ዓይነት ኮይኑ ብሽክሌት ውድድር ይበሃል።

ከፍቲታት ወይከዓ ናይ ገዛ እንስሳታት ኣብ ልሙዕ ሳዕሪ ወፂኦም ምግቦም እንትምእርሩ እንደገናለ ጓሶት እንትርእይዎም የሪኢ።

ኣብ ዝተፈላለዩ ዪኒቨርስቲታት ወይ ከዓ ኣብ ትግራይ ካብ ዝርከቡ ዩኒቨርስቲታት ንተማሃሮ መመገቢ ዝሰርሕዎ ናይ ህንፃ ስራሕ እንትከውን ተማሃሮ ዝምገብሉ ቦታ እዩ፡፡

ዘይቲ ወይ ከዓ ንሓደ ወድሰብ ንምግቢ መጠዓዓሚ እንጥቀመሉ እዩ።

ደቂ ተባዕትዮ ቆልዑት ዝክደንዎ ባህላዊ ክዳን እንትከውን ንባዕሎም ተማለኪዖም ግዜ ዝጠልቦ ክዳን እዩ ኢሎም ይሓስቡ፡፡

ኣብ ዓብዩ ሆቴላት እንረኽቦም ዝተፈላለዩ ዓይነታት መስተንጉዶታት እንትኸውን ዝበዝሕ ሰዓት ንዝግጅት ኢሎም ዝገብርዎ ቤት ምግብታትን መስታትን ይረአየና።

እዚ ኣብእቲ ናይ ቀደም ጥንቲ ወይ ከዓ ጥንታዊያን ኣክሱማዊያን መቃብር ናይ ደቂ ሰባት ብከምዚ መልክዕ ብጥበብ ዝተሓወሶ መልክዕ ዝሰርሕዎ ምንባሮም የርእየና፡፡

ካብ መመላክዕታት ሓደ እንትከውን ናይ እግርን ፅፍርን ሓዊሱ ክልቱኡ ብምምልካዕ እንደገና ድማ ዘይድልዩ ነገራት ምውጋድ ካልኣይ ድማ ክግብሩ ኣብ እግሪ ደቂ ኣነስትዮ ዝገብረኦ መመላክዒ የርኢ፡፡

ዉላድ ማይ ደርሆ እዩ ዝርአየና ዘሎ። እዛ ዉላድ ናይ ኣብ ማይ እትነብር ደርሆ ዉላድ እዩ።

እዚ እንሪኦ ዘለና ናይ ፀጉሪ ዓይነት ኮይኑ ጉተና ይባሃል፡፡ ብበዝሒ ድማ ብካብ ዕድማ ፀገብ ደቂ ተባዕትዮ ዝስርሕዎ ናይ ፀጉሪ ዓይነት እዩ፡፡

እዚ ፅሕዲ ይበሃል ። ክልተ ዓይነት ፅሕዲ እዮም ዘለው እዚ ናይ ወሽጢ ዓዲ ፅሕዲ እዩ። መብዛሕትኡ ሰዓት ግዜ ንፅላል ይጠቅመና።

ሓሸንገ ወይ ከዓ ቃላይ ሓሸንገ ኣብ ትግራይ ፍሉይ ቦታ ኣብ ከባቢ ራያኮረም ዝርከብ ኾይኑ ፦ እቲ ካብ ትግራይ ዝዓበየ ቃላይ እዩ።

ካብ እቶም ናብ ብትግርኛ ዝተፈላለዩ ዓይነት መረዳእታት ናብ ማሕበረ ሰብ ዘቅርቡ ኣብ ኢንተርኔት ተጠቆሞም ወይ ከዓ ብይቱብ ገይሮም ናብ ዝተፈላለየ ማሕበረ ሰብ ትግርኛ ዘቅርቡ ናይ ዜና ስራሕ ሓደ እዩ ፡፡

ኣብ ኸባቢ ኣኽሱም ዝርከቡ ብዩኔስኮ መዝገብ ዝተመዝገቡ ብደቀቅቲ ኣእማን ዝተሰርሑ መዳይቦ የርእየና። እንደገና ድማ ቅርፆም ሓልዮም ዝተሰርሑ ምዃኖሞ የርእየና።

ኣብ ድምፂ ወያነ ሓደ ፉሉጥ ናይ ዜና ማዕከናት ትግራይ እንትከውን እዚ ሰሪሕዎ ዘሎ ዜና ከዓ ነቲ ማእከላይ መንግስቲ ብፍላይ ናይ ተፈናቀልቲ ሕቶታት ብኣግባቡ ከም ዘይመለሰ ተዛሪቡ እዩ፡፡

መጋየፅን መመላኽዕን ኮይኑ ደቅኣንስትዬ ኣሕዋትና ተደራቢ ፀጉሪ ወይ ከዓ ኣብ ልዕሊ ፀጉረን ብምድራብ መመላኽዒ ይገብሮኦ ቡዙሕ ሰዓት ኣብ ጉዳያት እና ኣብ ሓባራዊ ዝኾኑ ነገራት ክህልወን ከሎ ይጥቀማ

ናይ ፋሽን እዩ ። ካብኡ እታ ጓል ኣንስተይቲ ከም ናይ ቀደም ናይስረ ቅዲ ተከዲና ናይ ላዕሊ ከዓ ፃዕዳ መዳርብቲ ወይከዓ መካየዲ ክዳን ተከዲና መሬት እናረኣየት

ኣብ ከባቢታት ትግራይ ካብ ዝርከቡ እዚ ዓብይ ሆቴል እንትኮን ባርን ሬስቶራንት ኣጠቃሊሉ ዝሓዘ እዩ፡፡ ኣብ ውሽጡ ዝትፈላለዩ ስነ ቅርፅን ናይ ኣክሱም ሓወልቲ ዘለዎ እዩ፡፡

ካብ ዓይነታት ኣዕዋፍ እንትኸውን ኣብ መብዛሕትኡ ግዜ ኣብ ከባቢ ገዛ ዝነብር ዓይነት ዒፍ እዩ።

ኣብ ደደቢት ትካል ዕቋርን ልቃሕን ኣክስዮን ማሕበር ኣብ በሪ ኾይኖም ተገልጋላይ ይፍትሹ እንደገና ለ ሕጊ መኽበርቲ ኣካላት።

ኣፀደ ህፃናት ናይ ቆልዑ ትምህርት ቤት ምኳኑ እዩ ዘርእየካ ፡፡ ኣብ ኣፍ ደጊኦም እና ንዐኦም ክስሕቡ ዝክእሉ ዝተፈላለዩ ነገራት ከም ዘለዉ የርኢ፡፡

ካብቶም መጋዓዝያታት ሓደ ኮይኑ ወይ ከዓ መሰረታዊ ኣገልግሎት ኮይኑ ካብን ናብን ብኣየር ገይርካ ካብ ሓደ ቦታ ናብ ካልእ ቦታ ንምጉዕዓዝ የገልግል፡፡

ዘመናዊ መስተታት እንተኮኑ ኣዋሽ ብዓብይ ወይ ከዓ ካሜላ ዝባሃሉ ኩበር ተባሂሎም ዝፅዉዑ ዓይነታት መስተ ቢራ እውን ኣሎ ።ዓይነታት መስተ ተደርዲሮም ከም ዘለዉ የርእየና፡፡

ዓየ ይበሃል እዚ እፅዋት ። ብዙሕ ጊዜ ኣብ በረኻ እውን ዝቦቁል እንትከውን። ንምግብነት እውን የገልግል እዩ ጥዑም ፍረ እውን ኣለዎ።

እዚ እንሪኦ ዘለና ናይ ገዛ አቁሑት እንትኸውን ዓራት ኸምኡ ውን ናይ መመላኽዒ ኣርማድዮ ዝሓዘ እዩ።

ብዕሪር ይባሃል ብዙሕ ግዜ ን ገዛውቲ ንሓፁር ናይ ገዛ መስርሒ ዘገልግል እንደገና እውን ከም ባህላዊ መድሓኒት እውን ይጥቀምሉ ዝበዝሕ ሰዓት ግን ኣብ ሓፁር ካብ ሓደ ገዛ ናብ ካልእ ገዛ መፍለይ ይጥቀምሉ፡፡

ናይ ባይቶና ኣባል ውድብ ፓርቲ ኣባል እዩ፡፡ እንደገና ብተቃላስነቱ ዝፍለጥ ተባዕ ናይ ፖለቲካ ውድብ ኣመራርሓ ይከውን ክብሮም ይባሃል፡፡

ካብ ኣእማን ተፀሪቦም ዝተሰርሑ ቡዙሓት ኣብያተ ክርስትያናት ሓደ እንትከውን ኣብ ውሽጡ ብዝተፈላለየ ቅርፃቅርፂ እንደገና ድማ ናይ ኣክሱም ሓወልቲ ቅርፂ ዘለዎ ናይ ቤተክርስትያን ብውሽጢ የመላክት፡፡

ባህላዊ መርዓ እንትኸውን ዝበዝሕ ስዓት ኣብ ከባቢታት ገጠር ዝዝውተር እዩ። እንደገና እቲ መርዓዊ ምስ መርዓት ተመሳሳሊ ናይ ባህላዊ ክዳን ተከዲኖም ካቦ ወይ ከዓ ካባ ተከዲኖም ኣለዉ።

በዓል ሓንቲ ጋቤና ንመኪና እንትን እንትከውን ቡዙሕ ግዜ ኮንትራክተራት ዝጥቀሙሉ እንደገና ድማ ንውሕ ዝበለ መንገድታት ዝጥቀሙለን ዓይነት መኪና እየን፡

መፅሓፍ እንትከውን ብክላስተር ተጠሪዙ ኣብ ዝተፈላለዩ ትካላት ኣብ ቅድሚት እንትቅመጥ ናይ ተገልገልቲ ሓሳብ መአከቢ ፎርሚ ይሕዝ፡፡

ኣብ ከባቢ ኣክሱም ዝርከቡ ማሕበረ ሰብ ሞስሊም ዝክደንዎ ኣከዳድና እንትከውን ቆቢዕ ናይ ሞስሊም ገይሩ ነፀላ ተከዲኖም ከም ዘለው ይረኣ።

ምራኽ ወይከዓ ገልገል ትበሃል ። ናይ ላሕሚ ውላድ እንትትኸውን ናይ ሓበሻን ናይ ፈረንጅን ድቃል ናይ ላሕሚ ውላድ እያ።

ኣብ ሃይማኖት ተዋህዶ ክርስትና መፅሓፍ ቁዱስ ብቆርበት ተለቢጡ ዝተሰርሐ ቁዱስ መፅሓፍ የርእየና፡፡

ኣብ ዝተፈላለዩ ከባቢታት ትግራይ ዝሽየጡ ወይ ከዓ ንህዝቢ ዝቀርቡ ናይ ለይቲ ክዳውነቲ ወይ ከዓ ኮቦርታ ንግዲ።

ኣብ ከተማታት ኣኽሱም ዝርከብ ናይ ገዛ አሰራርሓ ኾይኑ ብባህላዊ ወይ ካዓ ብናይ ቀደም ገዛውቲ አሠራርሓ የመላኽት እንደገናለ በናእሸተይ ኣእማን ዝተሰርሐ መከባብያ ይኸውን ።

እዚ አርእየና ናይ ብዕሪርና ናይ እሾክ ዳንዴር ሕውስዋስ እዩ፡፡ ኣብ እፅዋት ዓይነታት ኮይኑ ንእሽተይ ትንክፍ ተቢልካዮም ወይ ከዓ ብእምኒ ተወቂዕካዮ ናይ ፃዕዳ ዝነትዑ እፅዋት እዮም፡፡

ቀደም ተጋሩ ኣብ ክሳዶም ብብሩር መልክዕ ተሰሪሑ ወይ ከዓ ካብ ብሩር ተሰሪሑ ኣብ ክሳዶም ከም መጋየፂ መመልክዒ ዝጥቀምሉ ዝነበሩ ፡፡

ቅንፍር ይበሃል። ቡዙሕ ግዜ ሰዓል ኣብ ዝሐዘካ ሰዓት ወይክዓ ምስ ምግብታት ሓዊስካ ከም መድሓኒት እዩ ተባሂሉ ስለ ዝግመት ከም ባህላዊ መድሓኒት የገልግል።

እዚ እንሪኦ ዘለና ኣብ ቤቴ ምግብን መስተን ኾዮኑ እንደገና ድማ ናይ ከፍቲ ስጋ ዝሸይጥ ምካኑ የርእየና ። ተመስገን ኣማረ ድማ ይበሃል ወ ክዓ እንዳ ተመሦገን ኣማረ ይበሃል።

ኣብ ከባብታት ትግራይ ብፍላይ ኣብ ገጠር ከባቢታት መርዓ ክህሉ ከሎ ጉዳይ እንትህሉ ከሎ ኣሕዋትና ወይ ካዓ ወለድና ብባህላዊ መንገዲ ሙዚቃ ይገብሩ ንኣብነት ከበሮ ሒዞም ይስዕስዑ ባዕሎም ይደርፉ ይስዕስዑ ።

ማንጎ ይበሃል ካብ ዓይነታት ፍራፍረ እንትኸውን ኣብ ራማ ኣከባቢ ብበዝሒ ካብ ትግራይ ይፈሪ ናይ ኽልቲኢ ናይ ማንጎን ኣፕልን ሔውስ እዩ።

ካብ ዕንጨይቲ ዝስራሕ ናይ ቴሌዤን መቀመጢ እንትኸውን ኣብ ዝተፈላለዩ ገዛውቲ ኽንረኽቦ እንኽእል ሓደ ናይ ገዛ ኣቁሑ እዩ።

እዚ ካዝሚር ዝበሃል ኮይኑ ካብ ኣትክልትታት ሓደ እዩ፡፡ ኣብ ከባቢ ቀውዒ ብበዝሒ ዝፈርይ እንደገና ኣብ ዕዳጋ እንረኽቦ ዓይነት ኣትክልቲ እዩ፡፡ ግን ኣብ ቀውዒ እዩ፡፡

ኣብ በረኻ ናይ በረኻ እንስሳ ዓይነት ኾይና ዝበዝሕ ሰዓት ሳዕሪ ኻብ ዝምገቡ እንደገና እውን ሰብ እንተሪኣ ትሕባእ ልክዕ ከሞ ጤል ማለት እዩ።

እዚ ኣብ ዕዳጋ ወይ ካዓ ኣብቲ ባህላዊ ዕዳጋታታት እንረኽቦ ንስዋ ዝጠቅም ጌሾ ዝሽየጠሉ ዕዳጋ እዩ።

እዚ ካብ መጋየፅን መማላክዒ ሓደ ኮይኑ ዲቂ ኣንስትዮ ኣሕዋትና ከንፈረን ንከይደርቅ ወይ ከዓ ከይጨማደድ ዝጥቀማሉ መለሳለሲ ከንፈር ይከውን።

ባህላዊ ሕክምና ዘርኢ እንትኸውን ቡዙሕ ግዜ ፃዕዳ ደርሆ ሒዞም ኣብ ልዕሊ እቲ ሕሙም ርእሱ ብምዛር ካብ ዝተፈላለዩ ሕማማት ከናግፍዎ እዩ ተባሂሉ ዝሕሰብ ባህላዊ ህክምና እዩ።

እዚ ከባቢ ኣብ ኣክሱም ዝርከብ እንትከውን ናይ ሃፀይ ካሌብ መቃብ ተባሂሉ ዝግመት ቦታ እዩ፡፡ ጥቃ ሓወልቲ ኣክሱ እውን ይርከብ፡፡

ንወድሰብ ካብ ዘድልይዎ መሠረታዊ መሰረታዊ ግልጋሎት ካብ ዝባሃሉ ወይ ክዓ መሰረታዊ ግልጋሎት ሓደ ምግቢ እዩ። ስለዚ መኮረኒ ይበሃል ከም ምግብነት የገልግል።

ኣብ ከባቢ ገጠር ኣካባብታት ግራት ወይ መሬት የለሳልሱ ሓረስቶት እዙይ ብባህላዊ መንገድታት ግራቶም የለሳልሱ እውን የርእየና።

ኣብ ዝተፈላለዩ ከተማታት ትግራይ ደቂ ኣነስትዮ ኣሕዋትና ውዕይ መስተ ንግልጋሎት ዝህባሉ ወይ ከዓ ንግዲ ዝፍፅማሉ ምስሊ ኾይኑ የርእየና፡፡

ደቂ ኣነስትዮ ኣሕዋትና ወይ ከዓ ናይ ቀደም ደቂ ኣነስትዮ ዝጠቀማሉ ናይ መጋየፂ ዓይነት ኮይኑ ኣብ እዝነን ኣብ ላዕልን ኣብ ታሕትን ተሰቁረን ዝጥቀመኦ እዩ፡፡

ናይ ስራሕ ካብቶም ሰራሕ ሓደ ዓይነት ኮይኑ ካብኡ ናይ ኮምፒተር ከምኡ እዉን ተዛመድቲ ኣቁሕን መፀገን እንደገና እውን መሳርሕን መቅረብን ዘርፊ እዩ፡፡

ናይ ገዛ መኪና ኮይና ቡዙሓት ሰብ ሃፍቲ ወይከዓ ብደረጃ ሃፍቲ ትርንዕ ዝበሉ ዝጥቀምሉ መጓዓዝያ እዩ፡፡

ኣብ ጉዳያት ናይ ጉዳይ ምግብታት እንትስራሕ የመላክት፣ እዚ ድማ ኣብ ትግራይ ተሓጋጊዝካ ጉዳያት ምሕላፍ፣ ፀገማት ምፍታም ባህሊ እና ስርዓት ከም ዘለዎ ናይቲ ሕ/ሰብ የመላክተና፡፡

ጀበና ይባሃል፡፡ ቡዙሕ ግዜ ቡና ንምፍላሕ ዘገልግል እንትከውን ብባህላዊ መንገዲ ቡና ንምፍላህ የገልግለና፡፡ ኣሰራርሕኡ እዉን ብባህላዊ መንገዲ ካብ ጭቃ ተበኪዑ ዝስራሕ ዓይነት ኣቅሓ እዩ፡፡

እዚ እትርእዎ ዘለኹም ናይ ገዛ ዓራት እንትኸውን ንመደቀሲ፣ ወይ ከዓ መዕረፊ እንጥቀመሉ ኣብ ገዛና ዝርከብ ዓራት ይበሃል።

ናይ ሕርሻ ቦታ ኾይኑ ገና ፈልሲ ተተኺሉ ከይቦቐለ እናሃለወ እንደገና ድማ ብመስኖ ዝሰቲ ምዃኑ ዘርእየካ እባ የመላኽት

ደቂ ኣነስትዮ ኣሕዋትና ንመመላክዒ ዝጥቀማሉ እንትኮውን ቡዙሕ ግዜ ኣብ ኢደን ዝገብረኦ ወይ ከዓ አብ ኢደን ገይረን ናብ ጉዳያት ናብ ሰብ ክሕወሳ እንደሃለዋ ዝጥቀማሉ ናይ መመላክዒ ዓይነት እዩ፡፡

ሓደ ካብቶም እንስሳታት ወይ ከዓ ኣብ ገዛን ወይ ከዓ በረካ ዝርከቡ ዝክእሉ ዓይነት እንስሳ እንትከውን ዝበዝሕ ግዜ ኣብ ዝበስበሱ ነገራት ወይ ከዓ እንዳጓሓፋት ካብ እንረክቦም ለመምቲ እንስሳ እዩ፡፡

ካብ ናይ ደቂ ኣነስትዮ ፀጉሪ ንመማላኪዒ እንጥቀመሉ ዓይነት ኣቅሓ ኮይኑ ደቂ ኣነስትዩ ኣሕዋትና ፀጉረን ምስ ተሓፀባ ዝተሓፀበኦ ጠሊ ንምድራቅ እንጥቀመሉ ኣቅሓ እዩ፡፡

እዚ ሪከርድ ይገብር ኣሎ፡፡ 15 ሰከንድ ምስ በፀሓ እዚኣ ራይት ምልክት ኣለ እዛ ራይት ምልክት ኣክቲቭ ትከውን 15 ምስ በፀሓ ኣክቲቭ ትከውን እያ ካብኡ ኦኬ

ኣብ የካቲት 11 ዝተደረፈ ደርፊ እንትኸውን ጠርጠራው ይበሃል ።ናይ ቀደም ተጋደላይ እዩ ። ዝደረፎ ደርፊ እዉን

ሸሓነ ይበሃል። ወይከዓ ናይ ምግቢ መቀረቢ እንትኸውን ዝበዝሕ ግዜታት ወይ ከዓ ጋሻ ኽመፀካ ኸሎ እትጥቀመሉ ናይ ምግቢ መቀረቢ እዩ።

ዳኣማት ሆቴል ቤት ምግብን መስተን ይባሃል፡፡ ኣብ ደገን ኣብ ውሽጢን ዝተፈላለዩ ናይ ምግብን ናይ መስተን ግልጋሎት ዝህብ ገዛ እዩ፡፡

መምህር ኣብ ክላስ ንተምሃሮ ትምህርቲ ኣብ ብላክቦርድ ዝፀሓፎ ፂሒፉ መብራርሂ እናሃበ እናሃበ ተምሃሮ ድማ ኮፍ ኢሎም ትምህርቶም እናተኸታተሉ የርእየና።

ናይ ቀደም መጋየፂ እንትከውን ደቂ አንስትዮ የሕዋትና ኣብ ክሳደን ብምንጥልጣል መልክዕ ንክውስካ ዘግብረን መጋየፂ እዩ፡፡

ቤት ምግቢ እዩ። ቁርሲ፣ ምሳሕ፣ እንደገና ድማ ድራር ብዝተፈላለዩ ዓይነታት ዘዘጋጁ ምካኑ እንደገና ለ ኣብ ደገ ኣገልግሎት ይህብ ከምዝኮኾነ የርእየና።

ኣብ ኽራማት እዋን ሰማይ ደመና ማይ ዝሓዘ ደመና ዝሐዘለ ዘንቢሉ። ኸምኡ እውን ጉቦታት ትግራይ በቲ ደመና ተሸፊኖም ፅላል ኮይኖም የርእየና።

እዚ መስጊድ አልነጋሺ ዝበሃል እንትኸውን ኣብ ከባቢ ውቅሮ ይርከብ ።ጥንታዊ ወይ ከዓ ናይ መጀመርያ መስጊድ ኣብ ኢ/ያ ተባሂሉ ይግመት፡፡

ባህላዊ መጋየፅታት እንትኸውን ደቂኣንስትዮ ቆልዑት፣ ደቂተባዕትዮ ቆልዑት ዝኽደንዎ ነናይ ባዕሎም ክዳውንቲ ኣለዎም ብባህላዊ ይጋየፁ ወይ ከዓ ብ ባህካዊ ይመላኽዑ ኻልኣይ እውን እቶሞ ደቂ ተባዕትዩ በትሪ ኣብ ኢዶም ብምሓዝ ናይ ጀግንነት ምልክት እዩ።

ዒፍ ኮይና ምብራር ትክእል እንደገና ለ ንእሽተይ መጠን ኣካል ዘለዋ እንትትከውን ብቐረባ ኣብ ወዲ ሰብ ወይ ከዓ ኣብ ጥራምረ እንዳተመገበት እትነብር ዓይነት እንስሳ እያ፡፡

እዚ ዓይነት ተክሊ ማእከላይ ቁርን ዛሕልን ኣብ ዘለዎ ከባቢታት ዝወቅል እንትከውን ነዚ ዛሕልን ቁርን ተፃዊሩ ናይ ምዕባይ ክእለት ኣለዎ፡፡

በገና ባህላዊ ክራር ኮይኑ ዝበዝሕ ግዜ ኣብ ቤተክርስትያን ከም ሙዚቃ መሳርሒ የገልግል፡፡

ሆረየ ይባሃል ።ወይ ከዓ ጉድጓድ ማይ ይባሃል። ዝበዘሐ ግዜ ኣብ ከባቢ ገጠራት ማይ ፈልፊሎም ወይ ከዓ ተኳዒቱ ብኣእማን ተነዲቁ ማይ ካብኡ ብጀነሬተር እናጎተትካ ብምውፃእ ኣብ ከባቢ ዘሎ ልምዓት ንመልምዒ የገልግል፡፡

ወርቂ መሶብ ይባሃል፡፡ ኣብ ዝተፈላለዩ ቦታታት ወይ ከዓ ከባቢታት ትግራይ ዝዝውተር ናይ እንጀራ ኣትሒዝካ ናብ ዝተፈላለዩ ጉዳያት ወይ ከዓ መሕወሲ እትጥቀመሉ መጋየፂ እዩ፡፡

ናይ ሃይማኖት ኣቦታታት ምስ ድያቆናት ኾይኖም ታቦት ተሸኪሞም ካብ ሓደ ቦታ ናብ ኻሊእ ቦታ ኽንቀሳቀሱ ከለው የርእየና።

እዛ መሳርሒት እዚኣ ኣብ ቢሮታት ወይ ከዓ እንዳ ህንፃ ማሰርያ ወይ ከዓ ኣብ እንዳ ፎቶ ኮፒ እና ንረክቦ ብበዝሒ ወረቃቅቲ ንምጥባቅ ሓደ ወረቀት ምስ ካሊእ ወረቀት ንምትሕሓዝ የገልግለና፡፡

ብዙሕ ግዜ መናእሳይ ኣብ ጎዳነታት ብሊስትሮ ብመልክዕ ይጅምሩ እሞ ኣብ ጎኒ ካኣ ናይ ካልሲ ናይ ውሽጢ ክዳን እንደገና ከኣ መመላኪዒታት ዝሸጥሉ ቦታ ወይ ከዓ ናይ ስራሕ ዓይነት እዩ፡፡

ናይ ጋንታ ወልዋሎ ዓዲግራት ዩኒቨርስቲ ክለብ ኩዕሾ እግሪ ኣርማ ወይ ከዓ መለለይኦም ወይ ከዓ ንመለለይ ዝጥቀምሉ ኣርማ እዩ፡፡

ተኽሊ በለስ ንእሽቶ ቆፅሊ ዝወድቅ ገረብ ወይ ከዓ ዓብዩ ቁጥቋጦ ኾይኑ ካብ ሸውዓተ ክሳብ ዓሰርተ ሜትር ዘለዎ እንትኸውን ዓቦይቲ ቆፆሉ ካብ ሰለስተ ክሳብ ሓሙሽተ ዕምቆት ኣለዎም።

ኣብ ከባታታት ትግራይ ዝተለመዱ ባህላዊ ሕክምና እንትኸውን ፤ ዘተበላሸወ ደም ወይ ከዓ ዝረግዐ ኣብ ኣካላት ወድሰብ ዝረግዐ ደም ብመርፍእ ወይ ብላማ ገይሮም በጢሖም ዘውፅእሉ ባህላዊ ህክምና እዩ።

ሙስሊም ኣሕዋትና ኣብ ግዜ በዓሎም ብሓደ ተኣኪቦም ብዝተፈላለየ መልኽዓት ከም ዘኽብርዎ የርእየና።

ደክቸር ኪሮስ ኣለማዮሁ ይበሃል ።ናይ ቅድም ደርፍታቱ ትግርኛ ህቡብ ክብርን ደራፋይ እዩ።

ኣብ ሓደ ማሕበረሰብ ናይ እስፖርቲ ውድድራት ዝካየድሉ መናእሰይ ካብ ዝተፈላለዩ ነገራት ተኣኪቦም እስፖርታዊ ነገራት ዝርእሉ እስፖርታዊ ነገራት ዘካይድሉ ቦታ እስታድዮም ይባሃል፡፡

እዚኦም ካፍቶም ትሕቲ ዕድመ ወይከዓ ካብ ሸድሸተ ወርሒ ንላዕሊ ክሳብ ሓደ ዓመት ዘለው ቆልዑት ዝጥቀሙሎም ምግብታት እንትኾኑ ወይ ከዓ ፀባ ወሃብቲ ጉልበት እዮሞ።

ናይ ትግራይ ጳጳሳት ሃገረስብከት ናይ ጳጳስት ሰብስብ የርእየና። ኩሎም መስቀል ሒዞም ናይ ጳጳስ ምልክት ገይሮም ይረአየና

ዘበናዊ ገዛ አሰራርሓ እንትከውን ደብሪታት ወይ ከዓ ደብሪ ይበሃል፡፡ ኣብ ከባቢ ከተማታት ዝስርሑ ናይ ገዛ ዓይነታት

ቤት ትምህርቲ ተማሃሮ ናብ ትምህርቶም እንትኣትዉ ኣብ ገለ ኣብ በሪ ጠጠው ኢሉ ንደቆም ሒዞም እንተኣትዉ ከለዉ የርእየና፡፡

እዙይ እንሪኦ ዘለና ናይ ዕንፀይትን ውፅኢቲ ዕንፀይትን ስራሕቲ እንትኾውን ኣርማድዩ ይርአየና ኣሎ። እቲ ኣርማድዩ ድማ ኣብ ገዛ ወይ ከዓ ሓደ ናይ ገዛ ኣቁሑ ኾይኑ ኣብ ገዛ ኽዳውንቲ መሰብሰቢ ወይኸዓ ኽዳውንቲመጠርነፊ የገልግል።

ኣብ ትግራይ ከባቢ ናይ ትግራይ ፍሉይ ሓይሊ ወይካዓ መከላከኸሊ ሓይሊ ነንሕድዶም ሰላምታ ክቀያየሩ ኸለው ዘርኢ ምስሊ እዩ።

ንሓደ ማሕበረሰብ ዘድልይዎ ሃይማኖቱ ዝኽተልሉ ወይ ከዓ ሃይማኖቱ ዘኽብረሉ ቦታ እዩ ስለዚ እዚ ድማ ሃይማኖት ዘኽብረሉ ቦታ እዩ ኣብ ዓዲግራት ይርከብ ናይ ካቶላክ ቤተክርስትያን ይበሃል።

ኣብ ከባቢ አፅበ ደራ ናይ ሁራ ሰለስተ ክረግፁ ከለዉ መናእሰይ ተኣኪቦም ዘርኢ ምስሊ እንትከውን ሁራ ሰለስተ ብበዝሒ ኣብ ከባቢ መርዓ ወይ ከዓ ጉዳያት ክህሉ ከሎ ደቂ ተባዕትዮ ተኣኪቦም ይፃወትዎ፡፡

ኣብ ሓደ ሕብረ ተሰብ ነቲ ኣብቲ ከባቢ ዘሎ ሕብረተሰብ ካብ ዘድልይዎ መሰረታዊ አገልግሎት ሓደ ሃይማኖት ዘክብረሉ ሃይማኖታዊ ስርዓት ዝፍፀመሉ ቦታታት እንትከውን እዚ ድማ ሞስሊም ኣሕዋትና ሃይማኖቶም እንተክብሩ የርኢየና፡፡

ኩዕንቲ ይበሃል። ኣብ ግዜ ሽግራት ካብ ግራት ኹዒትካ ወይ ከዓ ተኣርዩ ብፍላይ ኣብ ገጠር ኸባቢ ንምግብነት ይውዕል።

ቤት ምግብን መስተን እንትከውን ኣብ ዓበይቲ ሆቴላት ናይ ጋይሽ መቀበሊ ናይ ሰብሰባ ኣዳራሽ ወይ ከኣ ኣብ ስልጠና ንዝነበሩ ኣካላት መስተንግዶ መተኣናገዲ ቦታ እዩ፡፡

እዚ እትሪእዎ ዘለኹም ቅዲ ናይ ፀጉሪ ብዝተፈላለየ መንገዲ ብምስራሕ ወይካዓ ብምቑርጣጥ በዓሎም ንምግያፅ ዝጥቀምሉ ይኸውን ።

ሐጂ ኣብ ትግራይ ዝተፈላለዩ ኣካላት ካብ ዝተፈላለዩ ቦታታት መፅኦም ዝተፈላለዩ ትምህርትቤታትን መዕቆቢ ቦታታት ዝርከቡ እዙይ ድማ ካፍቲ ማሕበረሰብ ዘርእየና ሓደ ገፅታ እዩ።

ዕንቁ ወይከዓ ናይ ዕንቁ ድርዳር እንትኸውን ናይ ቀደም ደቂኣንስትዩ ኣሕዋትና ኣብ ኽሳደን ጌይረን ኸም መጋየፂ መመላኽዒ ዝጥቀማሉ ዝነበራ ምካኑ የርእየና።

ናይ ሓደ ማሕበረሰብ ካብ ዘድልዎ ነገራት ንትምህርቲ መሣለጢ። ተምሃሮ ኮፍ ኢሎም ሓሳቦም ሰብሲቦም ዘምብብሉ ዝርእይሉ ሓድ ቦታ እንትከውን ኣዳራሽ ወ ክዓ ቤተ መጽሓፍቲ ያበሃል።

እዚ ገዳም እንትከውን ኣብ ከባቢታት ገቦ ተፀጊዖም ናይ ቤተ ክርስትያን ወይክዓ ኣምልኮ ዝፍፅምሉ ናይ ቀደም ጥንታዊ አሰራርሓ ቤተ ክርስትያን ዘርኢ እዩ፡፡

ንሓደ ማሕበረሰብ ኣብ ከባቢኡ ክህልውዎ ካብ ዝግባእ ሓደ ማብራህቲ ሓይሊ እዩ፡፡ ስለዚ እዚ ናይ መብራህቲ ሓይልታት ግልጋሎት ዝህብሉ ቦታ እዩ፡፡

ኣብ ከባቢ መናሃርያ ንሕብረተሰብ ካብ ቦታ ናብ ቦታ ወይ ከዓ ካብን ናብን ንምንቅስቃስ ተባሂሉ ዝተቀመጠ ንሕብረተሰብ ናይ ምጉዓዝ ኣገልግሎት፡፡

ኣብ ዝተፈላለዩ ከባቢታት ትግራይ አብ ከተማን ገጠርን ካብን ናብን ብፍላይ ኣብ ከተማታት ካብ ሓደ ቦታ ናብ ካሊእ ቦታ ንምንቅስቃስ እንትትደሊ ጋሪ ምጥቃም ይካኣል እዩ፡፡ ብፈረስ እናተጎተተ ዝከድ ናይ መጓዓዚ ዓይነት እዩ፡፡

ካብ ዓይነታት ስራሕ ኮይኑ ናይ መኪና ረዳት ኮይኑ እዞም ዝመፁ ኣካላት ወይከዓ ዝተፀዓኑሎም ኣካላት ማውሪዱ ኣቁሑኦም ናብ ኢዶም እንትህቦም የርእየና፡፡

ኣብ ጊዜ በዓላት ኣቅሽቲ ወይከዓ ናይ ኦሮቶዶክስ ተዋህዶ ሃይማኖት መፅሓፍ ኣብ ገሊፆም ሰበካ ኣብ ዝህብሉ ሰዓት የርኢ።

ንሓደ ወዲ ሰብ ወይ ከዓ ማሕበረ ሰብ ካብ ዘድልይዎ ነገራት ሓደ ናይ መንገዲ መራከቢ ወይ ከዓ መንገዲ መጓዓዚ እንትከውን እዚ ድማ ዘርእየና እቲ መጓዓዚ ኣብ ዝስተካከለሉ ሰዓት ይከውን፡፡

ድምፂ ወያነ ትግራይ ትባሃል ናይ ትግርኛን ዜና ማዕከን እንትከውን ኣብ መቐለ ከባቢ ይርከብ፡፡ እዚ ዘማሓላልፎ ዜና ከዓ ብዛዕባ ተፈናቀል ናብ ቦተኦም ክምለሱ መኣከላይ መንግስቲ ከኣ ትኩረት ክህቦም ይግባእ።

ኣብ ሓደ ማሕበረሰብ ዝተፈላለዩ ናይ ንግድን ምትዕድዳጋት ቦታን ምህላዎም የመላክት። እዚ ድማ ኣብ ከተማታት ኣከባቢ ናይ ምግብን መስተን ንግዲ ዝሓዙ ኣካላት ንርኢ።

ባህላዊ መሳርሒ እንትኸውን ዝበዝሕ ግዜ ኣብ ገጠራትን ኣብ ሓውሲ ገጠር ኸባቢታት ንምድርቤት መፅረዩ፣ ጉሓፍ መእከቢ እንጥቀመሉ ዓይነት ኣቅሓ እዩ መኾስተር ይበሃል።

ኣብ ከባቢ ገጠራት ባህላዊ ገዛ እንትከውን ህድሞ ይባሃል፡፡ ብዓንዲ ጠጠው ኢሊ መሕደሪ ከፍትታት የገልግል እንደገና ለ ንጋሻ መቀበሊ እውን የገልግል እዩ፡፡